መጋየፅታት ብዝተፈላለዩ መልክዓት ክቀርቡ ይክእሉ እዮም። እዞም ንርእዮም ዘለና ድማ ቅብኣት ናይ ፀጉሪ ከምኡ'ውን ናይ ኣዝማልቶ ወይ ድማ ናይ ፅፍሪ ቀለም መልቀቒ መሳርሒ ንርኢ።

ሕብረተ ሰብን ስድራን ዝተፈላለዩ ምኽንያታት ክፈናቐሉ ይኽእሉ እዮም፡፡ ስድታት ድማ ኣብ ቤት ትምህርቲ ተፀጊዐን ዝነብራ ኾይነን ኣብዚ ንርአ ዘለና ድማ እንጀራ ኣብ ምስንካት ይርከባ፡፡

ተሽከርከርቲ ህዝብታት ካብን ናብን ንምንጥስቓሰ ዝጥቀሙለን ዓይነታት መሳርሒ እየን፡፡ እዛ ንርእያ ዘለና ተሽከርካሪት ድማ ስራሓ ወዲኣ ጠጠው ዝበለት ተሽከርካሪት እያ፡፡

መጋይጽታት ኣብ ዝተፈላለዩ መደባት ደሚቕናን ወቂብናን ኽንርአ ካብ ዝጠኦምና ነገራት ሓደ እዮም እዝን ሬእዘልና መጋየጽ ድማ ወርቂ ተባሂሉ ዝፍለጥ ብኣብዛሓት ደቀኣንስትዮ ዝጠቀማሉ ዓይነት መጋየጽ እዩ።

ኣትክልትን ኣኅምልትን ንጥዕናና ጠቐምቲ ካብ ዝበሃሉ ንጥረ ነገራት ዝኃዙ እዮም ካብ ኣቶም ድማ እዙይ ንርአ ዘለና ኣራንሺ ተብሂሉ ዝፍለጥ ኣፍራምረ ዝመደብ እዩ።

መጋየፅታት ኣብ ዝተፈላለዩ መደባት ፀቢቅናን ወቂብናን ንኽንረአ ካብ ዝገብሩና መሳርሕታት ሓደ እዮም፡፡ እዚ እንሪኦ ዘለና ድማ ኣብ ክሳድና ዝእሰር ዓይነት መጋየፂ እዩ፡፡

እዚ ኣብ ምስሊ እንሪኦ ዘለና ጥበብን ባህልን ዝገልፅ ኣከዳድና ኣብ ከባቢታት ራያን ዝዝውተር እዩ:: እዛ ሰበይቲ ድማ ናይ ከባቢ ራያን አቋንናን ኣከዳድናን ከምኡውን ሒና ጌራ ንሪኣ፡፡

እዚ ምስሊ ሕርሻን ግብርናን ዘርኤና ኾይኑ፣ እዚ ኣብ ምስሊ እንሪኦ ዘለና ድም ኣብ ሕርሻን ግብ ግብርናን ተሰማሪዩ ዝሰርሕ ሰብ እዩ። ከምዚ እንሪኦ ዘለና ድማ ምህርቲታቱ ባፂሑ ኣብ ምእካብ ወይ ድማ ኣብ ምስካብ ይርከብ።

እዚ ኣብ ምስሊ እንሪኦ ዘለና ዓይነት መጋየፅን መመላኽዕን ናይ ከንፈር መለስለሲ ኾይኑ ዘገልግለና ኮይኑ ኣብ እዋን ቁሪን ንፋስ ኣብ ዝኾነሉ ግዜ ንጥቀመሉ እዩ።

እዚ ኣብ ምስሊ እንሪኦ ዘለና ሕብረተሰብን ስድራን ዝገልፅ ስእሊ ኮይኑ እዛ ሰበይቲ ድማ ንዝተፈላለዩ ረብሓታት ዝውዕል ከም ንመሰንከቲ እንጀራ ክውዕል እንጨይቲ ተሸኪማ እንዳኸደት ድማ የርኢ፡፡

እዚ ኣብዚ ምስሊ ንርኦ ዘለና ካብቶም መሰረታዊ ግልጋሎት ዝባሃሉ ሓደ ትምህርቲ ኮይኑ ዝተፈላለዩ ዓይነታት ፍልጠት ንቀስመሉ ዓይነት ቦታ እዩ:: እዚ ምስሊ ድማ ኣብ በሪ ቤት ትምህርቲ ኮይኑ ተማሃሮ እንዳኣተዉ ዘርኢ እዩ።

እዞም ኣብ ምስሊ ንርእዮሞ ዘለና ኩሕሊ ፣ አዝማልቶ ፣ ጨና ዝተፈላለዩ ናይ ጨጉሪ ቀለማት ንደቂ ኣንስትዮ ብኣብዝሓ ደቂ ኣንስትዬ ዝጥቀማሎም መጋየፅን መመላኽዕን እዮም ።

እዞም ኣብ ምስሊ ንሪኦም ዘለና ኣኽበርቲ ሕጊ ዘይሕጋዊ ነገር ንከይፍፀም ዝከላኸሉልና ኮይኖም ስርሖም ብዓወት ፈፂሞም ሓጎሶም ኣብ ምግላፅ ወይ ድማ ኣብ ምስዕሳዕ ናሃለዉ ንርኢ ።

እዚ ኣብዚ ምስሊ እንሪኦ ዘለና ናይ መፅሓፍ ሽፋን "ማህደር ኑረነቢ" ዝብል ኣርእስቲ ዝሓዘ ተተርጊሙ ዝቐረበ መፅሓፍ ምዃኑ የሪአና፡፡ እዚ ድማ ካፍቶም ኣብ መፅሓፍትን ጋዜጣን ዝምደብ ሓደ እዩ፡፡

እጽዋት ከም ባህላዊ መድኃኒት ከምኡውን ከም መወቀቢ ወይ ድማ መመላኽዒ ኸተማታት ንጥቀመሉ ኢና ኣብዚ ምስልን ርየ ዘድና ድማ ጽርጋታት ብእፁዋት መልኪዖምን መዓሪጎምን ከምኡውን ከም ጽላል ኮይኖም እንዳኣገልገሉ ንርኢ

ኣብ ዕዳጋ ንደልዮም ንብረታት ብቕልጥፉን ብቐራዋን ከንረክን ኽእል ኢና ኣብዚ ድማ ዝተፈላለዩ ባህሊን ጥበብን ዘገልጡ ካብ ላኻ ተሠሩሑቡ ምህርታት ንርኢ ከብ መኸስተር መሽረፈት ዝኣመሰሉ ንብረታት ንርኢ ነዕዳጋ ዝረቡ ማለት::

ኣብዚ ምስሊ ዝተፈላለዩ ዓይነታት ደቂ ኣንስትዮ ዝጥቀማሎም መጋየፂታት ንሪኢ ።ካባቶም ንምዝርዛር ዝኣክል ድማ መስቀል፣ ጎባጉብ፣ ኩትሻ ይርከብዎም።

እዚ ኣብ ምስሊ ንሪኦ ዘለና ዓይነት ጫማ ካብቶም ዝተፈላለዩ ዓይነታት ጫማ ሓደ ኾይኑ ብኣብዝሓ ኸኣ ኣብ ዕረፍቲ ክንከው ከለና ወይድማ ኣብ ገዛ እንጥቀመሉ ዓይነት ጫማ እዩ፡፡

ከምዚ ኣብ ምስሊ ኢንርእዮ ዘለና ሕርሻን ግብርናን ናይ ገባራይ ፍልፍል እቶት እዩ። ከምዚ ኣብ ምስሊ እንርእዮ ዘለና ድማ ዝተፈላለዩ ዓይነታት ንምግብነት ዝቀርቡ ቆስጣ ዕልቦን ተዘሪኦም ንርኢ።

ባህላዊ ክዳዉንቲ ጥበብን ንባህልን ካብ እንገልፀሎም መንገዲ ሓደ እዮም። እዞም እንሪኦም ዘለና መርዑት ድማ ካብ ጡጥን ዝተፈላለዩ ዓይነት ሕብሪ ዘለዎም ሃርታትን ዝተሰረሐ ክዳውንትን ከምኡ እውን ካባን ካልኦት መጋየፂታትን ዝተጠቀሙ መርዑት ንርኢ።

እጽዋት ንባህላዊ መድኃንታትን ከምኡውን ከም ጽላልነትን መማዕረጊ ከተማታትን ንጥቀመሉ እዝን ርየዘና ድማ ንጽርጋ መጸበኽ ተብሂሉ ኸምፅተተኸለ የርኢ።

እዚ ኣብ ምስሊ እንርእዩ ዘለና ወርቂ ወርቂ ተባሂሉ ዝፍለጥ ኮይኑ ደቂ ኣነስትዮ ኣብ መርዓ ኣብ ክርሰትና ወይድማ ደሚቀን ክረኣያሉ ኣብ ዘለዎን ቦታ ዝገብረኦ መጋየፂ እዩ።

እዚ ኣብ ምስሊ ንርኦ ዘለና ዓይነት ምግቢ ፋታ ተበሂሉ ዝፍለጥ ኮይኑ ዝተፈላለዩ ዓይነታት ቀረብ ዘለዎ ከም ስላጣ፣ ባኒ ፣ከምኡ እውን ፣እንቋቆሖ ተሓዋውሱ ዝቀርብ ዓይነት ምግብ ኮይኑ ብብዝሕ ድማ ኣብ እዋን ቁርሲ ንጥቀመሉ።

እዚ ኣብዚ ምስሊ እንሪኦ ዘለና ዓይነት ዜና ኣዉታር ወይ ድማ ናይ ዜና ማዕኸን ብትግራይ ቴሌቭዥን ዝመሓላለፍ ዘሎ ዜና ኮይኑ ብዛዕባ ጥንታዊ ገዳም ጨርቆስ ዝስንድ ወይ ድማ ብዛዕባ ጥንታዊ ገዳም ጨርቆስ ዝመሓላለፍ ዘሎ ዜና እዩ።

ዝተፈላልዩ ዓይንታት ዘመናዊ ቕድታት ኣለዉ እዚያ ንርእያ ዘለና ጓል ድማ ሱፍ ተባ ሂሉ ዝፍለጥ ብዘመናዊ ቅዲ ኣሠራርሓ ተሰፊዩ ተኸዲና ዘላ ጓል የርኢ።

እዚ አብዚ ምስሊ ንሪኦ ዘለና ናይ ዜና ማዕኸን ካብቶም አብ ትግራይ አለው ዝበሃሉ ናይ ዜና ማዕኸናት አብ ወፃኢ ሃገር ዝርከብ ናይ ዜና ማዕኸን ሓደ እዩ።

እዚ ኣብ ምስሊ እንሪኦ ዘለና ዓይነት መሰረታዊ ግልጋሎት መውሃቢ ቦታ ቤት ምግቢን መስተን ኮይኑ ዝተፈላለዩ ግልጋሎታት እንረክበሉ ከም ምግቢን ልስሉስን ኣልኮላዊ መስተን እንረክበሉ ዓይነት ቦታ እዩ።

ሕርሻን ግብርናን ፍልፍል እቶወት ገባራይ እዩ እዛን ርኣ ዘሌና ሰበይቲ ድማ ኣብ ናይ ሕርሻን ግብርናን ጽራሕ ተዋፊራ ዘርኅቶ ሥራሕ ወይ ድማ ዝዘርዕቶ ምህርቲ ኣኺሉ ኣብ ምእካ ተከብር።

ካብ እንስሳታት ዘቤት ሓደ ዝኮነ ከልቢ እንትከውን፣ ምስ ደቂ ሰባት ብጣዕሚ ዝቀረበ ዝምድና ዘለዎ እንስሳ ካብ ደቂ ሰባት ካብ ዝተፈላለዩ ነገራት ገዛን እንስሳን ካብ ዝድለዩ እንስሳታት ሓደ እዩ።

እዚ ኣብ ምስሊ ንሪኦ ዘለና ብዝተፈላለየ ምኽንያት ካብ ገዝኡ ተፈናቒሉ ኣብ እግሪ ፅላል ወይ ድማ ኣብ በዓቲ ኣፅሊሉ ዝርከብ እዩ።

ምግብታት ብዝተፈላለዩ መልከዓት ክስርሑ ይኽእሉ እዮም፡፡ እዚ ንሪኦ ዘለና ድማ እንጀራን ባንን ከምኡውን ብቐይሕን ብጻዕዳን ዝተሠርሑ ዓነታት ጸብሕን ይርከብዎ፡፡

እዚ ምስሊ ጥበብን ባህልን ዝገልፅ ኣከዳድና ኮይኑ ካብ ጡጥ ዝተሰርሐ ክዳውንቲ የረእየና። ኣብዚ ምስሊ እዚ ድማ ብ ዝተፈላለዩ ዓይነታት ካብ ጡጥ ዝተሰርሐ ክዳውንቲ ዝተኸደኑ ከምኡ እውን ካባን ዝገበሩ መርዑት የርኢ።

ኣብ ትግራይ ከባቢ ገጠር ዝርከብ መንበሪ ገዛ እንትከውን ብኳና እምኒን ጭቃን ዝተነደቀ ኣብ ውሽጡ ድማ ቆዋሚ ዓበይቲ ተክሊ ዘለዎ ኮይኑ ፣ ኣብቲ መንደቅ ዒባ ዝተጎድጎደ ዝደረቀን ሓድሽን ኣለዎ።

ኣብ ማእከል ቀጠልያ ዓንኬልን ጻዕዳ ምልክትን ዘለዋ ኣራንሺ ባንዴራ ኣብ ባሎ ተሰቂላ እንትከውን፣ ባንዴራ ናይ ሃገርን ፣ክልል፣ ትካላትን ኣርማ መለለይ እዩ።

ዝተፈላለዮ ዓይነታት ዘመናዊ ቐድታት ኣለዉ እዝ ንርአ ዘለና ድማ ሽፈን ተብሂሉእዩ ዝፍለጥ ብዘመናዊ ኣሠራሕ ኣተሠርሐ ዓይነታ ከዳድና እዩ እዛን ርኣ ዘለና ድማ ብርለ መስትሓዘ ብርሊ ኂዛ ብዝተፈላለዩ መጋይ ጽካተ ጠቒማ ናይ ገዓት መደብ እንዳኽበረት ትርከብ።

ፀጉርና ብዝተፈላለየ መልከዕ ክንስሮሖ ንክእል ኢና። እዚ ነሪኦ ዘለና አሰራራሓ ድማ ብበዝሒ አብ እዋን አሽንዳን ዓይኒዋርን እንቁኖኖ ዓይነት ጋመ ዝተባሃለ ቁኖ ኮይኑ እዛ ጋመ ዝተቆነነት ጋል አንስተይቲ ድማ ጠስሚ ተለክያ ንሪአ፡፡

እዚ ኣብዚ ምስሊ እንሪኦ ዘለና ዓይነት ስእሊ ተምሃሮ ኣብ ሓደ ቤተ ንባብ ኣትዮም እንዳንበቡ ወይ ድማ እንዳፅንዑ ዘርኢ ዓይነት ምስሊ እዩ።

እዚ አብ ምስሊ እንሪኦ ዘለና መምሃሪ ክፍሊ አብ እዋን ኮሮና ቫይረስ ዝነበረ ናይ ምምሃርን ምስትምሃርን ኩነታት ዘርእየና ምሰሊ እዩ፡፡

እዚ ምስሊ ንሪኦ ዘለና ናይ ንግዲ ቦታ ባህላዊ ክዳውንቲ ዝሽየጠሉ ናይ ደቂ ተባዕትዮን ናይ ደቂ ኣንስትዮን ዓለባ ዓድና ተሰሪሑ ዝሽየጠሉ ዓይነት ቦታ እዩ፡፡

እዚ ኣብ ምስሊ ንሪኦ ዘለና መፅሓፍ ናይ 8ይ ክፍሊ መፅሓፍ ኮይኑ ናይ ህይወት ዝተፈላለያ ዓይነታት ምስ ኣብቲ ኣካላት ወዲ ሰብ ዝተተሓሓዙ ነገራት ንመሃረሉ ናይ ትምህርቲ ዓይነት ።

እዙይ ኣብ ምስሊ እንርእዮ ዘለና ዝፈረሰ ገዛ ብፖለቲካዊ ቅልውላው ወይ ድማ ብምክንያት ፖለቲካ ዝተለዓለ ኩናት ዝፈረሰ ወይ ድማ ዝዓነወ ገዛ ዘርኢየና ዘሎ ምስሊ እዩ።

ጫማታት ንእግርና ካብ ጕድኣት ንምክልኻል ክንጥቀመሎም ካብ ንኽእል መሣርሕታት ሓደ እዮም ንኣብነት ካብ ዕሶፍ ክንከለኸብለሉ ንኽእል ኢና እዞም ርየም ዘለና ድማ ናይ ላስቲኽ ወይ ድማ ካብ ላስቲኽ ተሠርሑ ውፂጣት ጨማ እየም።

እንስሳት ናይ በረኻን ናይ ገዛን ተብሂሎም ኣብ ክልተ ይምቀሉ፡፡ እዚ ንርእዮ ዘለና ድማ ናይ በረኻ እንስሳ ኾይኑ ብግዝፈቱ ፍሉጥ ዝኾነ ሓር ማዝ ተብሂሉ ዝፍለጥ ዓይነት እንስሳ እዩ፡፡

እዛ ኣብዚ ምስሊ እንሪኣ ዘለና ደራፊት ኣብ ትግራይ ካብ ዘለው ደረፍቲ ሓንቲ ኮይና ናይ ትግራይ ባህሊ ንክፋለጥ ሓንቲ ሰላማዊት ገብሩ ትባሃል። ዋኒነይ ብዝበሃል ደርፋ ድማ ንፈልጣ።

ጸጕርና ብዝተፈላለዩ መልከዓት ክንሥራሖን ኽእል ኢና ብባህላውን ብዘመናውን መንገድታት እዝን ርአ ዘለና ድማ ካብቶም ባህላዊቕነታት ዝበሃሉ ሓደኾይኑ ኣልባሶ ኮምኡውን ደጊቕቁናንተሓወሶ ንርኢ።

እዚ ምስሊ ዘርእየና ዓይነት ስፖርት ኮይኑ ናይ ኩዕሶ እግሪ ድማ ካብቶም ተፈተውቲ ዝባሃሉ ዓይነታት ስፖርት ሓደ እዩ። ኣብዚ ምስሊ ድማ ኩዕሶ እግሪ እንዳተጫወቱ ዘርኢ ዓይነት ስእሊ እዩ።

ጥበብን ባህልን ብበዙሕ ምንገዲ ይግለፅ እዩ፡፡ ኣብዚ እንሪኦ ዘለና ድማ ተሸላሊማ ዘላ በቅሊ ትረአየና ኣላ፡፡ እዛ በቅሊ ኣብ ሃገረሰብ ወይ ድማ ኣብ ከባቢታት ገጠር ከም ናይ መርዓት መውሰዲት ጌርካ ክንጥቀመላ ንክእል ኢና፡፡

መራዓ ብዝተፋላለየ መልከዓት ይካየድ እዩ። ብዘመናዊን ብባህላዉን ከምኡ እዉን ብሃይማኖታዊ እዚ እንርእዮም ዘለና ካፍቶም ባህላዊ ናይ መርዓ ከይድታት ሓደ ኾይኑ ሕብረተሰብን ስድራን ተኣኪቦም ጋማ እንዳታሰረ ዘርእይ ወይ ድማ መርዑት እንዳኣተዉ ናብ ዳስ ንርኢ፡፡

እዚ ኣብዚ ምስሊ ንሪኦ ዘለና እንስሳ ናይ ገዛን በረኻን እንስሳን ኮይኑ ፃፀ እንዳተባህለ ዝፍለጥ ዓይነት እንስሳ እዩ፡፡ ብበዝሒ ድማ ኣብ ሽኮርን ከምኡውን ኣብ መዓር ኣብ ዝነጠበሉ ከባቢ ዝፍጠሩ እዮም፡፡

ንግድን ምትዕድዳግን ካፍቶም ንወዲ ሰብ ፍልፍልኣታዊ ዝኾኑ መንገድታት ሓደ እዩ እዝን ርአ ዘለና ድማ ኣብ ሥራሕ ተዋፊሩ ዝርከብ ወዲ ናይ ባህላዊ ኽዳውንትን ካብ ጡጥን ዘተፈላለዩ ኅወርታት ዘለዎ ሃርን ተሠርፍ ብህላዊ ኽዳንታት ኣምሳጥ ይርከብ።

እዚ ኣብዚ ምስሊ ንርኦ ዘለና ካፍቶም ዝተፈላላዩ ዓይነታት መጋየፅታት ዝበሃሉ ኮይኖም ሱቊር ከምኡ እውን ኩትቻ እንዳተባህለ ዝፍለጡ ዓይነታት መጋየፂ እዮም።

ናይ ማይ መሰረታዊ ግልጋሎት ዝህብ መሰረታዊ ልምዓት ኮይኑ ንመስተታትን ከሙኡ እዉን ንምሕፃብ ዝጥቀምሉ እዩ። እዚ ድማ ብበዝሒ ኣብ ዩኒቨርስቲታት ዝህነፅ መሰረታዊ ግልጋሎት እዩ።

እዝ ኣብ እዚ ምስሊ ንርኦ ዘለና መግልግሊ ሃይማናታቂ ኮይኑ ኣብ እምነት ኣርቶዶክስ ዝርከብ መሰርሕ ደወል ዝበሃል ኮይኑ ናይ ባዓሉ ዝኮነ ሃይማኔታዊ መልእክቲ ዘማሓላልፍ ምኳኑ ዘርኢ ምስሊ እዩ።

ዝተፈላለዩ ዓይነታት ፖለቲካዊ ውድባት ኣለዉ። ካብኣቶም ድማ ሓደ ሕዝባዊ ወያነ ሓርነት ትግራይ ወይ ድማ ህወሓት እዩ። እዚ አብዚምስሊ ንሪኦ ዘልና ድማ ካብቶም ኣመራርሓታት ሓደ ዝኾነ ጀነራል ዮሓንስ ወይ ድማ ጆን መዲድ እዋናዊ መብራህርሂ እንዳሃበ ዘርኢ እዩ።

እዚ ኣብ ምስሊ እንርእዮ ዘለና ኣከዳድናን ኣቋንና ፀጉርን ኣብ እዋን ኣሸንዳ ዝግበር ኮይኑ እዚ ዝፃወተኦ ዘለዋ ሙዚቃ ድማ ኣብ እዋን ኣሸንዳ ዝድረፍ ደርፊ የመልክት ።

ሕብረተሰብን ስድራን ዘርኢ ኮይኑ እዘን ኣዴታት ድማ ባህላዊ ኣከዳድናን ከምኡ'ውን ባህላዊ ኣሰራርሓ ፀጉሪ ተሰሪሓን ደቀን ሓቁፈን ንርኢ። እዚ ድማ ብበዝሒ ኣብ ከባቢታት ገጠር ዝረአ እዩ።

እዚ ኣብ ምስሊ እንሪኦ ዘለና ናይ ውፅኢት ኣናናስ ኮይኑ አብ ውሽጡ ድማ ብመልክዕ ማይን ማለት ብመልክዕ ፈሳሲን ደረቅን ዝርከቦ እዩ፡፡ ኣብ ዕዳጋ ድማ ንመሸጣ ቀሪቡ ንርኢ፡፡

ዜና ኣውታራት እዋናውን ዛዕባታት ኣመልኪቶም መልእኽቲ ዘመሓላለፉ ኮይኖም እዝ ንርኦ ዘለና ድማ ካፍቶም ናይ ወፃእ ናይ ዜና መዕኸናት ሓደ ዝኾነ ሲኤንኤን ዝበሃል ናይ ዜና ኣውታር እዩ፡፡

እዚ አብዚ ምስሊ ንሪኦ ዘለና ናይ ዜና አውታር ብድምፂ ወያነ ቴሊቪዥን ዝመሓላለፍ ኮይኑ ዝተፈላለዩ ዓይነት ሓበሪታ ፓለቲካዊ ኢኮኖሚያዊ ከምኡ እውን ማሕበራዊ ሓበሬታታት ንረክበሉ እዩ፡፡

ቤተ ክርስቲያን ጸሎትናን ምስጋናናን ናብ ኣምላኽና ኽነብጽሕ ክንከዶም ካብ ዝግበአና ቦታ ሓደ እዩ፡፡ እዞም ንርእዮም ዘለና ድማ ፀሎቶምን ምስጋንኦምን ኣብ ምቕራብ ዝርከቡ ቦታትን ምእመናትን እዮም፡፡

ትምህርቲ ዝተፈላለዩ ዓይነት ፍልጠታት እንቀስመሉ ቦታ እዩ፡፡ አብዚ ድማ ብአብነት ገይራ ተምሃሮ እንዳ አዘናግዐት ትምህርቲ ዝቀስምሉ ዓይነት ሜላ አመሃህራ ተጠቂማ እንዳ አምሀረት ትርከብ መምህር ንሪአ፡፡

እዚ ኣብዚ ምስል እንርእዮ ዘለና ተሽከርካሪ ጋሪ እንዳተባሃለ ዝፍለጥ ብበቅሊ እንዳተጎተተ ዝሰርሕ ዓይነት ተሽከርካሪ ኮይኑ ከምዚ ኣብዚ ምስሊ እንርእዮ ዘለና ድማ ሓሰር ተሸኪማ ትከይድ ጋሪ ንርኢ።

እዞም ኣብ ምስሊ ንሪኦም ዘለና ናይ ቅድሚ ሕጂ ናይ ኢትዮጵያ መራሒ ዝነበሩ ክቡር ኣቶ መለስ ዜናዊ ምስ በዓልቲ ቤቶም ወይዘሮ ኣዜብ መስፍን ዘርኢ ምስሊ እዩ፡፡

ኣብዚ ምስሊ እንሪኦ ዘለና ፅማቅ ተባሂሉ ዝፍለጥ ካብ ዓይነታት መስተ ሓደ ኮይኑ እዚ ድማ ካብ ውፅኢት ፍራምረ ዝርከብ ዓይነት ፅማቅ እዩ። እዚ ድማ ኣቨካዶ ተባሂሉ ዝፍለጥ ዓይነት ፍረ ተፀሚቁ ክንረክቦ ንክእል እዩ፡፡

ናይ ገዛን ናይ ቢሮን ኣቑሑት ብዝተፈላለዩ መንገድታት ይስርሑ እዮም፡፡ እዚ ንሪኦ ዘለና ናይ ቢሮ ኣቝሕት ድማ ጠረጴዛን ከምኡውን ወንበርን ይርከውም፡፡ እዞም ንብረታት ድማ ውፂኢት ፅንፀይቲ ምዃኖም ንርኢ፡፡

እዚ ኣብ ምስሊ ንሪኦ ዘለና ንግድን ምትዕድዳግን ዘመልክት ስእሊ ኾይኑ ኣብዚ ምስሊ ድማ ዝተፈላለዩ ዓይነታት ክዳውንቲ ካብ ጡጥን ዝተፈላለየ ሕብሪ ዘለዎ ሃርን ተሰሪሖም ናብ ዕዳጋ ቀሪቦም ንርኢ፡፡

እዚ ኣብ ምስሊ እንርእዮ ዘለና ናይ ንግዲ ቦታ እንዳ ስዋ ተባሂሉ ዝፍለጥ ኮይኑ ስዋ ድማ ካብቶም ባህላውያን መስተታት ወይድማ ባህላዊ ካብ ዝበሃሉ ኣልኮላዊ መስተታት ሓደ እዩ። መናእሰያትን ዓበይትን ድማ ንምዝንናይ ኣብ ዝጥቀ መዝናነይ ካብ ዝጥቀምሉ መስተ ሓደ እዩ።

እዚ ኣብዚ ምስሊ እንርእዮ ዘለና ዓይነት መፋለጢ ናይ ፅሑፍ መፋለጢ ኮይኑ እዚ ምስሊ ከምንርእዮ ድማ ናይ ውፂኢት ዕንጨይቲ ዝኮኑ ኣቁሑታት ናይ ዝሽየጡ ዘለዉ ዓይነት ቦታ ከም ዝኮነ የርእይ፡፡

ኣብ ከ ከባሚና ነናይባዕልና ዝኾነ መግለጺ ባህልን ኣለና እዞም ንርእዮም ዘለና ድማ ኣብ ከባብ እታ ራያ ዝርከቡ ተኣኪቦም ባህሎም እንዳገለፁ ኮምውን እንዳተጫወቱ የርከቡ።

ባህልን ጥበብን ከከም ከባቢ ዝተፋላለየ መልክዓት ይግለፅ። እዚ ንሪኦ ዘለና ድማ ኣብ እግር ዳዕሮ ሽማግለታት ኮፍ ኢሎሞ ክልተ ተባእሱ ሰባት ናይ ምትዕራቕ ከይዲ የርእ።

ተፈጥሮን ከባብን ብብዙኅ መልከዓት ክምዕርግን ክጽብቕን ከምኡውን ክውቅብን ይኽእል እዚ ንርእዮ ዘለና ድማ ብኣኽራናትን ዝተፈላለዩ ዓይነታት ሓምለወት ኣትክልታትን ዝመዓረገ ከባብን ተፈጥሮን ይረአየና ኣብዙይ ልዕሊ ጎቦ ድማ መስቀል በዓቢይኡ ይረአየና ኣሎ።

እጽዋት ንባህላዊ ሕክምና ከምኡውን ንጽላልነት ወይ ድማ መማዓረግ ኸተማና ክንጥቀመሉ ንኽእል ኢና። እዙይ እንርእዮ ዘለና ድማ ጽርጋታትን ጐደናትን ወቂቡ ንክርአይን ከምኡውን ከም ጽላልነት ክንግልገለሉ ንኽእል ኢና።

ትግራይ ብዝተፈላለዩ ኣኽራናትን ጐወታትን ዝተኸበበት እያ። ኣብዚ ንሪእዮ ዘለና ጐወ ድማ ዝተፈላለዩ ፍልፍል ኣብያተ ክርስቲያናት ዝርከብዎ ቦታ እዩ።

ዝተፈላለዩ ኃይማነታዊ ኽብረብዓላት ኣለዉ ካፍቶም ኃይማነታዊ ክብረዋዓላት ድማ ጥንቀት ሓደ ኣብ እምነት ኦርተዶክስ ቤተ ክርስቲያን ዝኽበር እዩ እዞም ንርኦም ዘለና ድማ ታቦት ጥሩምባ እናነፍሑ ታቦት ኣምስና ይርከቡ።

ኣብ ድንኳንን ኣብ ሸቕ ዕዳጋን ዝተፈላለዩ ንብረታት ብቕጥፉን ብቐረባን ክንረክ ንኽእል ኢና፡፡ እዞም ንርኦም ዘለና ምህርትታት ድማ ውፂኢታት ሳሙና ኾይኖም ናይ ገፅ መሕፀቢ ኽምኡውን ናይ ነብሲ መሕፀቢ ድማ ይርከብዎም፡፡

ቤት ትምህርቲ ዝተፈላለዩ ፍልጠታት ክንረኽበሉ ንኽእል ቦታ እዩ ከምቲ ንርእኢ ዘለና ድማ ብዘው መናዊ መሳይሕታት ተድጊፎም እንዳተምሃሩ ዝርከቡ ተምሃሮን ከምኡውን እንዳምህረ ዝርከብ መምህርን ይረአዩና ኣለዉ።

ኣብ እዚ ምስሊ ናይ ፅሕፈት መሰርሕታት ንርኢ ከብአቶም ድማ ደፍተር እንህ ወይ ድማ እዚ ደፍተር እዚ ኣብ እዋን ኣኬባ ክኮን ይክእል ኣድለይቲ ነጥብታት ዝበሃሉ ክንሕዘሎም ካብ ንክእል ዓይነት መሳርሕ እዩ።

እፅዋት ከም መድኃኔትን ከምኡውን ከም ጽላልን ክንጥቀመሎም እንኽእል ኢና፡፡ እዚ ንሪኦ ዘለና ድማ ነዝ ጽርግያ ኣማዕሪዎ ዘሎ ንጽላልነት ተጠቒምናሉ ዘለና እፅዋት እዩ፡፡ ከምቲንርእዮ ዘለና ኸዓ እዚ ወዲ ኣፍቲ ጽላል ኣዕሪፉ ይረአ፡፡

ሕብረተ ሰብና ዝተፈላለዩ ዓይነታት ፍልፍል እቶት ዝኮኑ እንስሳታት ኣለዉዎም፡፡ ካብኣቶም ድማ እዚ እንሪኦ ዘለና ጥየል ተባሂሉ ዝፍለጥ ኮይኑ እዘን ሰበይቲ ብምርባሕ ጥየል ዝናበራ ምኳነን ድማ ይርእየና፡፡ እዘን ሰበይቲ ድማ ነዘን ኣጣል እንዳመገበአን ዘርኢ እዩ፡፡

እዚ ኣብ ምስሊ እንሪኦ ዘለና መሰረታዊ ግልጋሎት ምውሃቢ ቦታ ናይ ነዳዲ መዕደሊ ቦታ ኮይኑ ኣብዚ ምስሊ ድማ ዝተፈላለየ ዓይነት ተሽከርከርቲ ነዳዲ ንምምላእ ዝተዘጋጀዋ ምኳነን ንሪኢ።

ምግቢታት ካብ ዝተፈላለዩ ዓይነታት እኽሊ ክስሩሕ ይኽእሉ እዮም እዝንርእዮ ዘለና ድማ ካብ ፊኖ ዝተሠርሐ ቕጫ እዩ ዝኸዓ ሌጣ ቐጫ ተባሂሉ ይፍለጥ::

እዚ ኣብ ምስሊ እንሪኦ ዘለና ጥበብን ባህልን ዝገልፅ ዓይነት ኣሰራርሓ ኮይኑ እዚ ድማ መኾንቢያን መብልዒ ቁርስን ተባሂሎም ዝፍለጡ ንብረታት እዮም፡፡ እዚኦም ድማ ካብ ዝተፈላለየ ዓይነት ሕብሪ ዘለዎ ክርታትን ላኻን ዝስራሕ እዩ፡፡

መስተታት ብትኩስን ብዙሑልን ክቐርብ ይኽእል እዮም፡፡ እዚ ንርእዮ ዘለና ድማ ትክስ ካፍቶም ትክሳት መስተታት ሓደ ኾይኑ ናይ ፃባን ናይ ቡናን ሕዋስ እዩ፡፡

ገዛን መንበርን ብዝተፈላለዩ ቕድታት ይስርሑ እዮም። እዚ ንርአዮ ዘለና ድማ ብበዝሒ ኣብ ገጠራት ዝርከብ ዓይነት ኣሰራርሓ ህድሞ ዝበሃል ኮይኑ ኣብዙይ ህድሞ ድማ ክልተ ኣንስቲ፣ እዛ ሓንቲ ድማ ኲረሽ እንዳዂረሸት ትርአየና ኣላ።

እዚ ኣብዚ ምስሊ ንርኦ ዘለና ዓይነት መስተ ኣዋሽ ወይኒ ዝባሃል ካብ ፍረ ወይኒ ዝስራሕ ዓይነት ኣልኮላዊ መስተ ኮይኑ እዚ ካልኣይ ድማ ኣብ ሰላጣ ከክንዲ ለሚን እንጥቀመሉ ዓይነት እታወት እዩ።

ባህላ ዂዳውንቲ ኣብ ትግራይ ከብ መግለጺ ታሪኽናን ባህልናን ካብ ንጥቀመሎዉ ነብረታት ሓደ እዩ። እዝ ድማ ካብ ጡጥን ዝተፈላለ ኅብሪ ዘለዉ ዋሃርን ካብ ሠርሕ ሕዳውንቲ ሓደ እዩ ።ብበዝኅ ድማ ኣብ ጥምቀት ከምውን ኣበሸንዳ ዓይንዋሪ እምጥቀመሎም እየ።

እዚ ኣብዚ ምስሊ እንሪኦ ዘለና ተፈለጥቲ ሰባት ዘርኢ ምስሊ ኮይኑ ካፍቶም ተፈለጥቲ ሰባት ኣባይ ፀሃየ፣ ዶ/ር ደብረፅዮን ገ/ሚከኤል ከምኡ እውን ዶ/ር ቴድሮስ አድሓኖም ዝርከብሉ ዓይነት መድረኽ እዩ።

እዚ ኣብ ምስሊ ንሪኦ ዘለና ብምኽንያት ፖለቲካዊ ቅልውላው ዘጋጠመ ኩናት ሓደጋ ዝበፅሓ ጓል ኣነስተይቲ ኣብ ሕክምና ትርከብ ጓል ኣነስትይቲ ንሪኢ፡፡ እዚኣ ድማ ናይ ኢድ ምቑራፅ ሓደጋ ኣጋጢምዋ ንሪኣ፡፡

እዚ ኣብዚ ምስሊ ንሪኦ ዘለና ካብቶም ኣብ ትግራይ ዝርከቡ ጋንታት ኩዕሶ እግሪ ሓደ ዝኮነ ጋንታ ኩዕሶ እግሪ ወልዋሎ ዘርኢ ባንዴራ ወይ ድማ መፍለዩ እዩ ።

እጽዋት ብዝተፈላለየ መልክዕ ኣደላልዋ ከም ባህላዊ ሕክምና ከምኡውን ከም መጋየጺ ኽንጥቀመሉ ንኽእል ኢና። እዚ ንሪኦ ዘለና ድማ ሓደ ኻፍቶም መጋየጽታት እፅዋት ዕምበባ ዘለዎ ክኸውን ይኽእል እዩ።

እዚ ኣብዚ ምስሊ ንሪኦ ዘለና ተምሃሮ ዘመናዊ ብዝኾነ መንገዲ ተደጊፎም ፈተና እንትፍተኑ ዝርከቡ ኮይኖም እዚ መምህር ድማ ንዓኣቶም ወይ ድማ ነዞም ተፈተንቲ እንዳተዛዋወረ ኣብ ምምልካት ይርከብ፡፡ ማለት እዚ መምህር ስርሑ ኣብ ምስራሕ ይርከብ፡፡

ናይ ገዛቕሑታት ብዝተፈላለየ መልካዓት ንርኢ፣ እዚ ንርኢዮ ዘለና ናይ ገዛ ኣቝሕት ድማ ንኮሚደረ መፈግፈጊ ወይ ድማ መጥሐኒ ንኾሚደረ ፣ፃዕዳ ሽጕርቲ ከምኡውን ናይካሮት መፋሕፍሒ ጌርና ኽጥቀመሉ ንኽእል ዓይነት መሳርሒ እዩ።

ጸፀጕሪ ዝተፈላልዩ መልከዓት ክነማዓርጎ ንኽእል ኢና፡፡ እዚንርዮ ዘለና ድማ ኣብ እንዳ መቐምቀሚ በዝሒ ኣብ ዝሕጅ ጊዜ ደቂ ተባዕትዮ ዝቝረፁዎ ዓይነት ኣቆራርፃ ተቖሪፁ ወይ ድማ ተቐምቂሙ ዝረአ ወዲ እዩ፡፡

ሰላም ድደቂ ሰዋት ብሕይወት ንኽነብሩ ኣድለይትኻ ዝበሃል ነገራት ሓደይ እ እዚም ንርእዮም ዘለና ኣኽበርቲ ኅጅጊ ድማ ጶሊስ ተብሂሎም ዝፍለጡ ኾይኖም ገበነኛ ዝኽታት ኢሎም ናብ ሕጊ ናይ ምቕራብ ሠራሕ ሠሑ ከምኡውን ሰላም ንኽሰፍን ዓብዪግደ ዘለዎም እዮም።

ሕርሻን ግብርናን ፍልፍል ኣታዊ ገባራይ ምዃኑ ዝፍለጥ እዩ እዝን ርየ ዘለና ድማ ኣብ ሕርሻን ግብርናን ተዋፊሩ ዝርከብ ሰብኣይ ኮይኑ ምህርትታቱ ኣብ ርኣይን ኣብ መዕዛምን ድማ ምዃኑ ንርኢ

እዚ ኣብ ምስሊ እንሪኦ ዘለና ሕጊ ኣኽባሪ ናይ ሕጋዊ ነገራት ንኽፍፀሙ ወይ ድማ ሕጋዊ ብዝኾነ መንገዲ ስራሕቲ ክኽካየዱ ዝገብር ንኣብነት:- ባጃጅ ታራ ከባቢ እንድሕር ኮይኑ ኣበ ታርኡ ንኽፅዕኑ ዝገብር እዩ።

ኣብ ዕዳጋ ወይ ድማ ኣብዲ እንኳናት ዝተፈላለዩ ንብረታት ክንረክብ ንኽእል ካውኣቶም ድማ ሕፃውንቲ ወልዑት ዝጥቀምዎም ፃባታትን ካልኦት ምጉታትን ንርኢ እዝን ርአ ዘለና ድማ ካፍቶም ንሕፃውንቱ ዝጠቐሙ ኣይነታት ምግቢ ሓደ እዩ።

እዚ ኣብ ምስሊ ንሪኦ ዘለና ናይ ስራሕ ዘርፊ ተፈላለዩ ዓይነታት ናይ ኤለክትሪክ ኣቑሑ ክበላሸዉ ከለዉ ፈርኖ፡ ፍርጅ ክበላሸዉ ከለዉ ንምፅጋን፣ ጋዝ ምምላእ ከምኡውን ናይ ብየዳ ስራሕትታት ዝካየደሉ ቦታ እዩ፡፡

ኣብ መዝናነዪ ቦታታት ዝተፈላለዩ ንዓይንና ሰሓብቲ ዝኾኑ ነገራት ክርእይን ክንዕዘብን ንኽእልን ኢና፡፡ እዚ ንሪኦ ዘለና ድማ ካብቶም ንዓንና ሰሓብቲ ዝኾኑ ናይ ቅርፃቅርፂ ዓይነታት ሓደ እዩ፡፡ ከምኡ ውን ብዝተፈላለዩ ሓምለዎት ኣትክልትታት እውን ኣለው፡፡

ኣብ ዚ ምሰሊ ዝተፋላለዩ ዓይነታት መጋየፂነ መማላክዒታትነ ኒርእ ፡፡ ካብዞሞ መጋየፂታትነ መማላክዒትኒ ድማ መስቀል ካሎኦትኒ ቅርፃ ቅርፂን ይርከብዎሞ። እዚ ኣቶሞ ድማ ኣብ ኢድና ኣብ ክሳድና ክንገብሮሞ ንኸእል፡፡

መፅሓፍን ጋዜጣን ብዝተፈላለዩ መልክዓት ይግለፅ ዓለማዊ መፅሓፍ ኣሎ፣ ከምኡ እውን ሃይማኖታዊ መፅሓፍ ኣሎ፣ እዚ ንሪኦ ዘለና ድማ ሃይማኖታዊ መፅሓፍ ኣብ ኦርተዶክስ ተዋህዶ ቤተክርስያን እንግልገለሉ ብዛዕባ ወንጌል ዮሃንስ ዘርኢ ወይ ድማ ዘፅንዕ መፅሓፍ እዩ።

እዛ ኣብዚ ምስሊ ንሪኣ ዘለና መጓዓዚት ወይ ደማ ተሽከረከሪት ባጃጅ ትበሃል ።ተሽከርካሪት ኮይና በዓል ሰለስተ እግሪ ናብ ዝተፈላለዩ ቦታታት ክተጓዓዕዘና ትክእል ተሽከርካሪት እያ።

እዚ ኣብ ምስሊ ንሪኦ ዘለና መሰረታዊ ግልጋሎት መውሃቢ ቦታ እንዳ ቤት ምግብን መስተን ኮይኑ ዝተፈላለዩ ዓይነታት ግልጋሎት ንረኽበሉ ከም ምግብን ልስሉስን ኣልኮላዊ መስተን ዝርከቦ ዓይነት ቦታ እዩ፡፡

ዝተፋላለዩ ዓይነታት ኣልኮላዊ መስተታት እንዳረኣና ንርከብ፡፡ ካብኣቶም ድማ ዓይነታት ኣረቂን ጉደርን ይርከብዎም፡፡ ካብቶም ዓይነታት ኣረቂ ድማ ኡዞ፣ ዛህራ ከምኡ እውን ደስታ ኣረቂ ይርከብዎም፡፡

ተፈጥርኦን ከባብን ብብዙኅ መንገድታት ክግላጺ ኽእል እዩ እዝ ምርአ ዘለና ሓምለዋይ ቦታ ድማ ብስተ ፈላለዩ ኣይነታት ተኽሊ ምኡውን ብሓምለዎት ሣዕርታትን መዓሪጉን ደሚዑን ኖርኤ ዘለና ከባቢ እዩ።

እዚ ኣብ ምስሊ ንርኦ ዘለና ዓይነት ሳስዒ ውራ ሰለስተ እዳተበሃለ ዝፅወት ሕ/ሰብን ስድራን ተኣክቦም ዝጫወትዎ ዓይነት ጨወታ ኮይኑ ኣብ ከባቢ ዞባ ምብራቅ ዝዝውተር እዩ።

ናይ ገዛን ናይ ቢሮን አቅሑት ብበዝሒ ውፂእታት ዕንፀይቲ እዮም እዙይ ንርአ ዘለናውን ኣብ እንዳቡና ወይ ድማ ኣብ እንዳሚ ምግብታት ክንጥቀመሎም ንኽእል ናይ ውፂእታት ዕንፀይቲ ዝኾኑን ወንበርን ጠረጴዛን እየ።

እዚ ምስሊ ን ኣቁሑት መጉዓዝያ ካብ ንጥቀመሎም ዓይነታት ተሽከርካሪ ሓደ ኾይኑ ፣ኣብዚ ምስሊ ከም ንሪኦ ዘለና ድማ ዝተፈላለዩ ዓይነታት ውፂኢት ፕላስቲክ ዝኾኑ ከም ጀሪካን ጀሊንን ዝፅዓነት መኪን ንርኢ።

እንስሳት ናይ ገዛን ናይ በረኻ እን ተዋሂሎም ኣብ ክልታ የምቀሉ እዝ ን ርአ ዘለና እንስሳ ድማ ናይ በረኻ እንስሳ ኾይኑ ግርማ ሞገስ ዘለዎን ሓያልን ተዋሂሉ ዝፍለጥ እንስሳ ኣምበሳ ይበሃል።

ኣብ ዕዳጋ ወይ ድማ ኣብ ሹቃት ዝተፈላለዩ ንብረታት ብቐረባን ብቕልጥፉን ክንረክብ ንኽእል። እዚ ንሪኦ ዘለና ድማ ካፍቶም ዓይነታት ቕብኣትን ፣ ዝተፈላለዩ ዓይነታት መጋየጽታትን ፣ ንመሸጣ ቐሪቦም ንርኢ።

እዞም ኣብ ምስሊ እንርእዮም ዘለና ሕብረተሰብን ስድራን ዘርኢ ስእሊ ኮይኑ እዞም ሕብረተሰብን ዕላታዊ ናብረኦም ዕንፀይትን ፍሓምን ወይ ድማ ዝተፈላለየ ኣቁሑትን ብምሻጥ ናብርኦም እንዳመርሑ ዘርኢ ምስሊ እዩ።

ፉል ካብ ስልሲ ከምኡውን ፁፁይ ባሎንጓን ዝስራሕ ዓይነት ምግቢ ኾይኑ ብበዝሒ ድማ ኣብ እዋን ቊርሲ ዝቐርብ ብዳቦ ኣፊሲስካ ዝብላዕ ዓይነት ምግቢ እዩ፡፡

ብዙኃት ዓይነታት ናይ ጽሕፈት መሣርሕታት ኣለዉ ካብኣቶም ድማ ሓደ ቢሮ እዩ ቢሮ ድማ ኣብ ቤት ትምህርቲ ተምሃሮን ትምህርቲ ይጥቀሙሉ ኸምኡውን ኣብ ኣኼባታት ከም ጠቐምቲ ነገራት ንመሓዝን ጥቀመሉ እዩ።

እዚ ምስሊ ካብ ዓይነታት ስፖርት ሓደ ዝኾነ ናይ ኩዕሶ እግሪ ዘመልክት ምስሊ ኮይኑ ኩዕሶ እግሪ ድማ ካብቶም ዓይነታት ስፖርት ኣዝዩ ተፈታዊ ዝኾነ ዓይነት ስፖርት እዩ። ኣብዚ ምስሊ ከም እንሪኦ ዘለና ድማ እዛ ኩዕሶ ንኩዕሶ እግሪ ንጥቀመላ ዓይነት እያ።

እዚ አብ ምስሊ እንሪኦ ዘለና ናይ ገዛ አቅሓ ጊባቦ ዝበሃል ኮይኑ ካብ ላካ ዝስራሕ ዓይነት ናይ ገዛ አቅሓ እዩ። አብ ገዛ ደሞ ከም እንጀራ መቀመጢ እንጥቀመሉ ዓይነት አቅሓ እዩ።

አብዚ ምስሊ አብ ዕዳጋ ዝቀረቡ ዓይነታት አቑሑት ወይ ድማ ናይ ሳሙና ምህርትታት ንሪኢ ከመዚ አብዚ ምሰሊ ንሪኦ ዘለና ድማ ናይ አቁሑትን ክዳንን ከምኡ እውን ናይ ፀጉሪ መሕፀቢ ሳሙናታት ንሪኢ፡፡

ኅብሪተሰብን ስድራን ብዝተፈላል መልከዓት ክዝናነዩ ይኽእሉ እየ ኣብዝንርየ ዘለና ድማ ብባህላዊ መንገዲየይ ክሮናውቕዑ ኣብ ምሠዕሳዕን ኣብዝንጋዕን ዝርከቡ የርየና።

እዚ ኣብ ምስሊ ንሪኦ ዘለና ድምፃዊ ሰለሙ ሃይለ ዝበሃል ኮይኑ ካብቶም ቋንቋን ባህልን ትግራይ ወይ ድማ ቋንቋን ባህሊ ትግርኛ ጎሊሁ ንክርአ ካብ ዝገበሩ ውርያት ደረፍቲ ሓደ እዩ ።

እዚ ኣብዚ ምስሊ እንረእዮ ዘለና መሰረታዊ ግልጋሎት መውሃቢ ቤት ምግብን መስተን ኮይኑ ዝተፈላለዩ ዓይነታት ምግብን ሉስልስን ኣልከላዊን መስተን ዝወሃበሉ ዓይነት ቦታ እዩ።

እዚ ኣብዚ ምስሊ እንሪኦ ዘለና መሰረታዊ ግልጋሎት እንዳ ቤት ምግብን መስተን ኮይኑ ዝተፈላለዩ ዓይነት ግልጋሎት ከም ምግብን፣ ልስሉስን ኣልኮላዊ መስተን ዝርከብዎ ኮይኑ ኣብዚ ምስሊ ድማ ክልተ ሰባት ናይቲ ግልጋሎት ተጠቀምቲ ኮይኖም ንርኢ።

ኣብዚ ምስሊ ዝተፈላላዩ ዓይነታት ኣቑሑት ናብ ዕዳጋ ቀሪቦም ንርኢ። ካብቶም ኣቁሕታት ድማ ናይ ቆልዑ ፃባ መጥበዊ ዝኸውን ጥጦ ፣ባዝሊን ዝተፈላለዩ ናይ ፀጉሪ መሕፀቢ ምህርቲታትን ይርከብዎ።

እዙይ ሃይማኖታዊ ባዓል ኣብ ኦርቶዶክስ ተዋህዶ ቤተ ክርስትያን ዝፍፀም ኮይኑ ኣብ ወርሓዊ ወይድማ ዓመታዊ ባዓላት ዝፍፀም ወረብ እናተባህለ ዝፅዋዕ ሃይማኖታዊ ኣከባብራ ባዓል እዩ።

ገዛን መንበርን ብዝተፈላለዩ ቕድታት ይስራሕ ብባህላውን ብዘመናውን እዚ ንሪኦ ዘለና ድማ ንመንበሪ ገዛ ፣ንንግዲ ከምኡውን ንቤት ምግብን መስተን ክውዕል ዝኽእል ዓይነት ኣሰራርሓ ወይ ድማ ቅዲ ዝሓዘ እዩ፡፡

እዚ ኣብ ምስሊ እንርእዮ ዘለና ካፍቶም ኣልኮላዊ መስተታት ተበሂሎም ዝጥቀሱ ሓደ ወይኒ ኾይኑ አክሰሚት ዝበሃልን ጉደር ዝበሃልን ዓይነት ወይኒ ይርከብዎም ። እዚኣቶም ድማ ካብ ፍረ ወይኒ ተፀሚቆም ዝስርሑ ዓይነታት ኣልኮላዊ መስተ እዮም ።

ተፈጥሮን ከባብን ብዝተፈላለዩ መልክዓት ክነጸብቖምን ክነማዕርጎምን ንኽእል ኢና ።ንኣብነት ከምዚ ንሪኦ ዘልና ብሓምለዎት ተኽልታት ከምኡውን ብናይ እምኒ መንግድታትን ጸቢቑ ዝርአ መንበረ ኸባቢ እዩ።

ዝተፈላለዩ ባህላውን ኣልኮላውን መስታት ኣለዉ፡፡ እዚ ንሪኦ ዘለና ድማ ካብቶም ኣልኮላዊ መስታት ሓደ ዝኾነ ወይን ካብ ፍረወይኒ ድማ ይሥራሕ፡፡

እዚ አብዚ ምስሊ እንሪኦ ዘለና መዝናነይ ቦታ ካብቶም አለው ዝተብሃሉ ዓበይቲ መዝናነይ ቦታታት ሓደ ኾይኑ፤ ናይ ምግቢ፣ መስተን ከምኡውን ናይ ዓራት ዝተፈላለዩ ዓይነታት መዝናነዪ ነገራት እንረኽበሉ ቦታ እዩ፡፡

ቤተ ክርስቲያንን ገዳማትን ና ኣምላኽና ኣምልኾትና ጸሎትና ከምኡውን ምስጋናናን ክነቕርበሎም ንኸይድ ቦታታት እዮም እዞምን ርኦም ዘለና ኅብረተ ሰብን ሥድራን ድማ ጸሎቶም ንምብጻሕ ኣብ ቤተ ክርስቲያን ዝተረኸዉ ምዃኖም የርኢ።

እዚ ኣብ ምስሊ ንሪኦ ዘለና ዓይነት መጋየፂ ብበዝሒ ኣብ ከባቢታት ገጠር ዝግበር እዩ፡፡ ብበዝሒ ደቂ ኣንስትዮ ናይ ገጠር ዝገብርኦ ዓይነት መጋየፂ እዩ፡፡

እዚ ኣብዚ ምስሊ እንርእዮ ዘለና መሰረታዊ ግልጋሎት ሃይማኖታዊ መሰረታዊ ግልጋሎት ኮይኑ ብተከተልቲ እምነት እስልምና ዝግበር ናይ ምፍጣር መደብ እዩ።

እዞም ኣብ ምስሊ ንሪኦም ዘለና ተማሃሮ ኣብ ከባብታት ገጠር ዝርከብ መምሃሪ ክፍሊ እዩ። እንዳተምሃሩ ዝርከቡ ተምሃሮ እዮም ።

እዚ ኣብ ምስሊ ንርኡ ዘለና ኣብ ቤት ትምህርቲ ዝርከብ ቤተ ንባብ ኮይኑ ዝተፈላለዩ ዓይነታት ናይ ዝተፈላለዩ ዓይነታት ትምህርቲ መፃሓፍቲ ዝርከብዎ ተማሃሩ ንምንባብ ዝጥቀምሉ ቦታ እዩ።

እዚ ኣብ ምስሊ ንሪኦ ዘለና መንበሪ ገዛ ኣብ ከባብታት ገጠር ወይ ድማ ቀደም ወለድና ዝጥቀምዎ ዝነበሩ ዓይነት መንበሪ ገዛ ጎጃ ወይ ድማ ኣጉዶ ተባሂሉ ብዝፍለጥ ዓይነት ገዛ እዩ ።

ዝተፈላል ዓይነታት ናይ ገዛ ቊሕታት ኣለዉ እዝ ንርአ ዘለና ድማ ካፍቶም ናይ ገዛ ቊሕታት ጀበና ተዋሂሉ ዝፍለጥ እዩ ጀመና ድማ ን ቡና መፊሪሒኹንጥ ቀመሉ ንኽእል ዓይነታ ኣሓ እየ።

እዚ ኣብዚ ምስሊ እንሪኦ ዘለና ዓይነት መጋየፂ ኣብ እዋን ኣሸንዳን ከምኡ እውን ዓይኒ ዋሪ ደቂ ኣነስትዮ ፅቢቐንን ማዕሪገንን ንክውዕላ ካብ ዝገብርዎን መጋየፂታት ሓደ እዩ።

ታሪክን ተፈጥሮን ብቡዙሕ መንገዲ ይግለፅ እዩ፡፡ እዚ እንሪኦ ዘለና ድማ አብ ከባቢታት ገጠር ዝዝውተር አሰራርሓ ገዛ ኮይኑህድሞ ተባሂሉ ዝፍለጥ እዩ፡፡ አብዚ ህድሞ ድማ አብ ልዕሊኡ ናይ መብራህቲ መመንጨዊ ዝኾነ ንብረት ተሰቂሉ ይርአየና አሎ፡፡

አብ ዕዳጋ ወይ ድማ አብ ድንኳናት ዝተፈላለዩ ንብረታት ክንረክብ ንኽእል ኢና። እዚ እንሪኦ ዘለና ድማ አብ ፀብሒ ከምእታወት እንጥቀመሉ ብዘመናዊ መንገዲ ዝተሰርሐ ዓይነታት ጠስሚ ንሪኢ።

እዚ ኣብዚ ምስሊ እንሪኦ ዘለና ናይ ገዛ ኣቕሓ ኮይኑ መብዛሕቲኡ ግዜ ድማ ኣብ ዩኒቨርሲቲ ዝርከብ ዓይነት መደቀሲ ዓራት እዩ። ኣብ መንበሪ ገዛ እዉን ናይ ቆልዑት መደቀሲ ዓራት ጌርና ክነስርሖ ንኽእል እዩ።

ኣብ ዕዳጋ ዝተፈላለዩ ንብረታት ብቐረዋን ብቕልጥፉን ክረክብኒ ኽእል ኢና እዝ ንርአ ዘለና ድማ ዝተፈላለዩ ዓይነታት ጀሪካናት ከምኡውን ናብ ቤተ ክርስቲያን ከመዋ እንጥቆመሉ ናይ ቤተ ክርስቲያን ጽላልን ይረአዩና ኣለዉ።

ኣብ ትግራይ ባህልን ጥበብን ብብዝሕ መንገድታት ክግለፁ ይኽእሉ እዮም፡፡ ካብኣቶም ድማ ካብ ጡጥን ዝተፈላለዮ ዓይታት ሕብርታት ዘለዎም ሃርታትን ዝስርሑ ባህላዊ ኽዳውንቲ ወይ ድማ ጥልፍታት እዮም፡፡ ኣብዚ ብዓብዪ እንርአ ዘለና ድማ ብበዝሒ ደቂ ተባዕትዮ ዝኽዳንዎም ክዳውንቲ ንርኢ፡፡

እዝ ኣብ ምስሊ እንርኦ ዘለና መሰረታዊ ግልጋሎት ዝዋሃበሉ ቦታ እንዳ ቤት ምግቢ መስተነ ኮይኑ ዝተፋላለዩ ግልጋሎታት ዝዋሃበሉ ቦታ እዩ፡፡ ካባኣቶሞ ድማ መገን ሉሱሉስ መሰተነ ኣልኮላዊ መሰተን ልዋሃበሉ ልኽእል ወይ ድማ እንግልገለሉ ቦታ እዩ፡፡

እዚ ኣብዚ ምስሊ ንሪኦ ዘለና ናይ ገዛን ናይ ቢሮን ኣቕሑ ናይ ቴሌቪዥን መቐመጢ ከምኡ ውን ዝተፈላለዩ ዓይነታት ኣቕሑታት ብጎኒ ከም መቐመጢ እንጥቀመሉ ዓይነት ንብረት ወይከኣ ኣቕሓ እዩ፡፡

ዝተፈላልዩ ዓይነታት መሰረታዊ ግልጋሎት ኣለዉ። እዘን ኣብ ምረባሕ ከፍቲ ተዋፊረን ዝርከባ ኣጓላት ድማ ነዘን ኣኻፍት ኣብ ምምጋብ ከምዘለዋ የርኢ።

ጫማታት እግርና ካብ ዝተፈላለዩ ኃደጋታት ክንከልኸለሉ ንኽእል መንገዲ ሓደ እዩ ። ካብ ዕሰኹን ካልኦትን እዞም ኣብ ዝምእኒርእዮም ዘለና ድማ ኣብ ዕዳጋ ዝርከዉ ዓይነታት ጫማ እዮ።

ባህልንተፈጥሮን ኣብ ብዝተፈላለየ ኽሃብታት ብዝተፈላለይ መገድታት ይግለጹ እየም እዝን ርአ ዘልና ድማ ሁራ ሠለ ዝተ ተዋሂሉ ዝፍለጥ ዓይነት ሣዕ ስዒት እዩ ኣብ ከባቢ ኣጽቢ ወይ ድማ ንምዕራቕገጽ ዝዙ ተርዓይንት ተዓሠዓ እዩ።

ተሽከርከርቲ ብዝተፈላለዩ ምኽንያታት ኣብ መንገዲ ኽበላሸዋይኽላ እየን እዝም ርኢ ዘልና ናይ ሥራሕ ቦታ ድማ ተሽከርከርቲ ንዝተበላሸኦ ብልሽት መድኃኒት ዝረኽዋሉ ወይ ድማ ናይ ጽገና ኣገልግሎት ዝረኽዋሉ ዓይነት ናይ ሥራሕ ቦታ እዩ።

መዝናኒ ቦታታት ምስ ቢተ ሰብና ከምኡውን ምስዕርኽትና ተኣኪብና ኽንከዶን ኽእል ቦታ እዩ። መዝናኒይ ቦታታት ድማ ዝተፈላለዩ ንዓይንና ስሕቡ ተኽልታትን ቕርጻ ቕርጺ ንርኢ ኢና እዝ ድማ ካትቶም ንዓይንኻ ሳሓብቲ ዝኾነን ተኽልታት ዝርቀብዎም ዓይነት ቦታ እየ።

ዜና ካብቶም ማሕበራዊን ፖለቲካውን መልእክትታት ወይ ድማ ሓበሬታታት እንሰምዓሉ ዓይነት መሳርሒ ኮይኑ ኣብዚ ምስሊ ድማ ትግራይ ቴለቭዥን ዘመሓላልፎ ዘሎ ኣብ ናይ ፀባ ምገባ ኣመልኪቱ ዝመሓላለፍ ዘሎ ዜና እዩ ።

መጋየጥን መመላኽዕን ኣብ ዝተፈላዓለዩ መደባት ደሚቕናን ወቂብና ንክንርአ ካብ ዝገብርና ሓደ እዮም እዙይ ንርኢ ዘለና ድማ ጽቡቕ ጨና ሃሊና ናብ ሰብ ንኽንሕወስ ኽገብረና ኻብ ዝኽእል ሓደ ጨና እዩ።

ሰኤላም ብሕይወት ንኽነብር ካብቶም ኣድለይትን ጠቐምትን ዝበሃሉ ነገራት ሓደይ እዩ ዘይሕጋዉ ነገራት ንኸይፍጸምን ሕግ ንኸይጥሓስን ካብ ዝሠርሑ ድማ እኽበርተ ሕጊ ጥቀሱ

እዚ ኣብዚ ምስሊ ንርኦ ዘለና ዓይነት ስእሊ መንበሪ ገዛውቲ ወይድማ ከባቢያዊ መንበሪ ኮይኑ ኣብ ክልተ ሰባት ወይድማ ጎሬቤት ሰላም እንዳተባሃሉ ዘርኢ ዓይነት ስእሊ እዩ።

እዚ ኣብ እዚ ምስሊ እንሪኦ ዘለና ዓይነት ተክሊ ወይ ድማ እፅዋት ብዝተፈላለዩ ጎደናታት ወይ ድማ ፅርግያታት ከምኡ እውን ናይ ገዛውቲ መረባ ከም መመላኸዒ እንጥቀመሉ ዓይነት ተክሊ እዩ።

እዝ ናይ ሥራሕ ቦታ ኾይኖ ኣበት ክልትን ፍረምረን ናይ ሥራሕ ዘርፊ እተዋፊሩ ዘለ ሰብኣይን ርኢ እዚ ንርኢ ዘለና ሰብኣይ ድማ ተውታኾሎም ተኽልታት ወይ ድማ ፍርያታቱ ኣምርኣይን ኣምቈፅጻርን ይርከን።

እዚ ኣብዚ ምስሊ ዘርእየና ዘሎ ስእሊ ሃይማኖታዊ ኣከባብራ ባዓል ኮይኑ ኣብ እዋን ጥምቀት ዝግበር ናይ ሃይማኖት ኣከባብራ እዩ። እዚ ድማ ታቦት ኣብ ምስናይ ዘርኢ ዓይነት ስእሊ እዩ።

ጥንታዉያን ወለድና ዝተፈለለዩ ኣብ ቤተ ክርስትያናት ካብ ኮውሒ ፍልፍሎምን ካብ እምኒ ፀሪቦምን ገድፈምሊና ኮይዶም እዩም። እዚ ንርኦ ዘለና ድማ ካፍቶም ወለዲና ዝገደፍሉና ፍልፍል ቤተ ክርስትያናት ሓደ እዩ።

እዚ አብዚ ምስሊ ንሪኦ ዘለና ዓይነት መሰረታዊ ግልጋሎት መውሂቢ ቦታ ዝተፈላለዩ ዓይነታት ስፖርታዊ ምንቅስቃሳት ዝካየደሉ ቦታ ኮይኑ ካብኣቶም ድማ ኩዕሶ እግሪ ከምኡ እውን ኩዕሶ ስክዒት እንፃወተሉ ወይ ድማ ንሰርሐሉ ዓይነት ቦታ እዩ።

ሃይማኖታዊ ኽብረ ባዓላት ኣብ ዝተፈላለዩ ወርሓውን ዓመታውን ክብረ ባዓላት ክኹበሩ ይኽእሉ እዮም፡፡ እዚ ንሪኦ ዘለና ድማ ካብቶም ክብረ ባዓላት ሓደ ኾይኑ ምእመናን ፃዕዳ ተኸዲኖም ናብ ኣምላኾም ጸሎት ወይ ድማ ምስጋናን እናቕረቡ ዘርኢ እዩ፡፡

አብዚ ምስሊ እነሪኤን ዘለና ተሽከርከርቲ ንደቂ ሰባት ካብ ቦታ ናብ ቦታ ወይ ድማ ካብ ሓደ ዓዲ ናብ ሓደ ዓዲ ንሙጉዕዓዝ ዘገልግላ ኮይነን፣ ነዚ ዕላማ እዚ ተባሂለን ዝእከባሉ ቦታ እዩ፡፡ እዚ ድማ ብተለምዶ መናሃርያ ተባሂሉ ይፅዋዕ፡፡

መንበሪ ገዛዉቲ ብዝተፈላለዩ ዘመናዉን ባህላውን ቅድታት ይስርሑ እዮም። ባህላዊ ቅድታት ካብ ዝበሃሉ ድማ ጎጆ ገዛ ከምኡ እውን ህድሞን ይጥቀሱ። እዚ ንሪኦ ዘለና ድማ ካብቶም ዘመናዊ ቅድታት ተባሂሎም ዝፍለጡ ናይ መንደቅ ገዛውቲ ሓደ እዩ ።

ምግብታት ብዝተፈላለዩ መልካዓት ይሥርሕ እዮም እዝን ርአ ዘለና ድማ ፋታ ተዋሂሉ ዝፍለጥ ዝተፈላለዩ እተወታት ዝርከብዎን እዩ ከም ዳቦ ሰላጣ ርጎን ካልኦት ::

መፋለጥታት ብዝተፈላለዩ መንገድታት ይግለፁ እዩም። ብፅሑፍን ብዘረባን ወይ ድማ በመስኮት ቴሊቪዥን እውን ክነፋልጥ ንክእል ኢና፡፡ እዚ እንሪኦ ዘለና መፋለጢ ድማ ካብቶም ናይ ፁሑፍ መፋለጥታት ሓደ እዩ፡፡

ኣብዚ ምስሊ ከም ንሪኦ ናይ ንግድን ምትዕድዳግን ዘርኢ ምስሊ ኮይኑ ዝተፈላለዩ ዓይነታት ካብ ጡጥን ካልኦት ሕብራውያን ሃሪን ዝተሰርሐ ክዳውንቲ ወይ ድማ ነፀላታት እናተሸጡ ንርኢ፡፡

እዛ አብ ምስሊ እንሪአ ዘለና ተሽከርካሪት መሰረታዊ ግልጋሎት ትህበና ዓይነት ተሽከርካሪት ኮይና ማይ ንሙጉዕዓዝ እንጥቀመላ እያ:: አብዚ ምስሊ ድማ ናይ ጎደናታት ወይ ድማ ናይ ፅርግያ ናይ ዝርከቡ ሳዕርን ተክልን ማይ እናስተየት የሪኢ፡፡

እዚ ኣብ ምስሊ እንሪኦ ዘለና ታሪኽን ተፈጥሮን ዘመልክት ዓይነት ቅርፃ ቕርፂ ኮይኑ ብናይ ቀደም ወለድና ዝተሰርሑ ከም መስሕብ ቱሪዝም ኮይኖም ዘገልግሉ ዘለዉ ዓይነት እዮም፡፡